እዚ እንሪኦ ዘለና ኣብ ምስሊ መስሕብ ታሪካዊ ዝኮነ ኣሰራርሓ ናይ ትግራይ እዩ፡፡ እዚ ታሪካዊ ዝኾነ ቦታ ኣበይ ከባቢ እዩ?

እቲ ንሪኦ ዘለና ምስሊ ትምህርቲ እዩ፡፡ እዚ ቤት ትምህርቲ እዚ ዝተሰባበረ ኣቑሑት ኣለዎ፡፡ እንዳ ኣቑሑት እንታይ ይበሃል?

እዚ እንሪኦ ዘለና ኣብ ምስሊ ሕጊ ኣክበርቲ እዮም፡፡ እዞም ሕጊ ኣክበርቲ ፍሉይ ሽሞም እንታይ እዩ ?

እንሪኦ ዘለና ምስሊ ባህላዊ ሕክምና እዩ። እዚ ባህላዊ ሕክምና እዚ ንምንታይ ይጠቕመና? ማለተይ ንምንታይ ንጥቀመሉ ንኸመይ ዓይነት ሕማም ከ ንጥቀመሉ?

እትሪእዎ ዘለኹም ምስሊ ጥበብን ባህልን ናይ ትግራይ እዩ ፡፡እዚ ጥበብን ባህልን ኣብዝሓ ኣብ ምንታይ ንጥቀመሉ?

እውይ ኣብ እግርኻ ዝእሰር መጋየፂ ዋእ ተዝተርፍ ይሓይሽ ብጣዕሚ እየ ዝፀልኦ ቦእ አረ መፅልኢ እዩ።

እዚ እንሪኦ ዘለና ምስሊ ዓይነት መጋየፂ ደቂ ኣነስትዮ ዝጥቀማሉ ባህላዊ ዝኮነ መግለፂ ናይ ትግራይ እዩ፡፡ እዚ መጋየፂ መን ይባሃል ሽሙ?

እዚ እትሪእዎ ዘለኩም ምግብን መስተን ዝርከቦ ገዛ እዩ፡፡ እንዳ ምግብን መስተን እዩ፡፡ እዚ እንዳ ምግብን መስተን እንታይ ዓይነት መስተ ይርከቡዎ?

እዚ ዓይነት ኣከዳድና ግዝያዊ ዝኮነ ኣከዳድና ናይ ትግራይ እዩ፡፡ እዚ ዓይነት ክዳን እንታይ ይባሃል?

እዚ እንሪኦ ዘለና ምስሊ ዓይነት ሙዚቃ እዩ፡፡ እዚ ዓይነት ሙዚቃ ኣሸንዳ እንዳተባሃለ ዝፍለጥ ኣብ መላእ ህዝቢ ትግራይ ዝክበር በዓል እዩ፡፡ እዚ ኣሸንዳ ዝባሃል ኣብ ምንታይ ወቅቲ ይክበር?

እውይ! ዘላባብሳእዚ ዝባህሊ እዚ ከምዚይልካ ምስ ስድራ ብጣዕሚ እየ ዝፈቱ። ብጣዕሚ ክድነቕ ዝግበኦ ኣላባብሳ እዩ እዚ።

ኣረ ከመይ ዓይነት መኪና እያ እዚኣ! ብጣዕሚ እየ ዝፀልአ በቃ እዛ ዓይነት መኪና እዚኣ። ክተፅልኣኒ በስም ኣብ። ብጣዕሚ እየ ዝፀልኣ።

ዋይ ደስ ክብሉ እዞም አትክልቲ ብጣዕሚ እዮም ደስ ዝብሉኒ እዞም እንትበልዕ ዘሎ ምቾት ብጣዕሚሚሚ እዮም ዝጠቅሙ።

እዚ እትሪእዎ ዘለኩም ምስሊ ታሪካዊ ዝኮነ እስካዕ ሕዚ ቦታ እዩ እዚ ቦታ እንታይ ይበሃል? እቲ ምስሊ ከ ኣበይ ተሰሪሑ?

እዚ እንሪኦ ዘለና ምስሊ ዓይነት ገዛ መንበሪ ኮይኑ እዚ መንበሪ ባህላዊ መንበሪ ገዛ እዩ፡፡ እዚ ገዛ እዚ እንታይ ይባሃል ሽሙ?

እንሪኦ ዘለና ቦታ ናይ ተሽከርከርቲ ዝሽከርክራሉ ቦታ እዩ፡፡ እዘን ተሽከርከርቲ ንፅዕነት ድዮም ዝጠቅሙና ንሰብ መጓዓዝያ?

እዙይ እንርእዮ ዘለና ምስሊ ኣብ ዕዳጋ ዝቀረቡ መጋየፂ ንደቂ ኣንስትዮ ዝጠቅሙ እዮም። እዞም መጋየፂ ኣብ ምንታይ ምንታይ ይጥቀማሉ?

እዚ እንሪኦ ዘለና ቦታ ጎቦታት ወይ ድማ መንበሪ ገዛውቲ ናይ ገጠር ሕብረተሰብ ኮይኑ ኣበይ ከባቢ ይርከብ?

እዚ እንሪኦ ዘለና ባህላዊ አመጋግባ ሕብረተሰብን ስድራ እዩ፡፡ እዚ ዓይነት አመጋግባ ግን ንምንታይ ይጥቀምሉ?

እዚ እትሪይዎ ዘለኩም ሕብረተሰብን ስድራን እዩ። እዚ ሕብረተሰብን ስድራን ዘካይዶ ዘሎ ስርዕተ ቀብሪ ይበሃል። እዚ ስርዓተ ቀብሪ እዙይ ብምንታይ ሃይማኖት እዩ?

እዙይ እንርእዮ ዘለና ምስሊ መሰረታዊ ግልጋሎት ኮይኑ መዐደጊ ቦታ ወይም ድማ እንስሳ ዝርከቡሉ ቦታ እዩ። እዞም እንስሳ ንምንታይ ንጥቀመሎም?

እትርእዮዎ ዘለኹም ምስሊ ዓይነት መስተ እዩ። እዚ መስተ በደሌ ይባሃል። በደሌ ጉድኣቱ እንታይ እዩ?

እውይ ኣሕልምቲ ኣትክልትን ብጣዕሚ እንድየ ዝፈቱ ኣነ፣ ብጣዕሚ ደስ ዝብሉኒ፣ ብጣዕሚ እዮም ጥዑማትእውን ጥዑማት ስለዝኮኑ ብጣዕሚ እየ ዝፈትዎም።

እዞም ሕጊ እክበርቲ ብጣዕሚ ክድንቁ ዝግበኦም እዮም። ምክንያቱ ሕጊ እዮም ዘክብሩ ብጣዕሚ ከዓ የድንቆም ።

እዚ እንሪኦ ዘለና ኣብ ምስሊ እንስሳ ናይ ገዛ እዮም። እዚ እንስሳ ናይ ገዛ ፍሉይ ሽሙ እንታይ ይብሃል?

አለባብስኡ ፀጉሩ ኩሉ ነገሩ በቃ ዝድነቅ ሰብ እዪ ብጣዕሚ ፍቅሪ ዝኮነ ሰብ ደሰ ክብል!

እታ ንሪኣ ዘለና ቦታ ታሪካዊት ዝኾነት ብተፈጥሮ ዝተፈጥረት ቅርፂ ዘለዋ እያ። እዛ ቅርፂ ዘለዋ ቦታ ኣበይ ከባቢ ትርከብ ?

እዚ ትሪእዩዎ ዘለኹም ዓይነት ኃይማኖት እዩ፡፡ እዚ ዓይነት ኃይማኖት ዝጥቀሙ ሕብረተሰብ ወይድማ ዓይነት ኃይማኖት መን ይበሃሉ?

እዚ እንሪኦ ዘለና ምስሊ ታሪክን ተፈጥሮን እዩ፡፡ እዚ ታሪክን ተፈጥሮን ዝርአየና ዘሎ ምስሊ ማሕዘል እናተብሃለ ዝፍለጥ ባህላዊ መሕዘሊ ናይ ህፃውንቲ ቆልዑ እዩ፡፡ እዚ ናይ ህፃውንቲ ቆልዑ አበይ ከባቢ አብዝሓ ይጥቀምሉ?

እንሪኦ ዘለና ምስሊ ንመጋየፂ ዝጥቀማሉ ብፍሉይ ድማ ኣብ እዝንና ዝግበር ናይ ደቂ ኣንሰትዮ መጋየፂ እዩ። እዚ መጋየፂ ፍሉይ ሽሙ እንታይ ይበሃል?

እዚ ትሪእዎ ዘለኹም ምስሊ ሓወልቲ ኣብ ትግራይ ዝርከብ ሓወልቲ አክሱም እዩ። እዚ ሓወልቲ እዚ ካብ ምንታይ ተሰሪሑ ? መን ሰሪሕዎ?

ብዝንር የ ዘለና ምስሊ ሕርሻን ገርናን እዩ እዝ ሕርሻን ገብርና ዝርአየና ዘሎ ድማ ሹም ሓሰር ይብሃል እዝ ሓሠር እዙይ ካብ ምንታይ ዝመፀ እዩ?

እዛ ንሪአ ዘለና አብ ምስሊ ናይ ልምዓት መሰረት ዝኮነት ዓይነት ተሽከርካሪት እያ። እዛ ተሽከርካሪት እዚአ መን እዩ ሽማ?

እዞም ትሪእዎም ዘለኹም ቆልዑ ተኣኪቦም ዝዘናግዕሉን ፍልጠት ዝቐስሙሉን እዩ። እዚ ቦታ እዚ እንታይ ይበሃል?

እዘን እትሪእዎ ዘለኩም ኣብ ምስሊ ሕብረተሰብን ስድራን ባህላዊ ኣከዳድናን ኣለባብሳን ዝለበሳ ሕብረተሰብ ናይ ትግራይ እየን ።እዘን ሕብረተሰብ ኣበይ ይርከባ?

እቶም ንሪኦም ዘለና ምስሊ ዓይነታት መጋየፅቲ ኮይኖም ደቂ ኣነስትዮ ዝጥቀማሎም መጋየፅቲ እዮም፡፡ እዞም መጋየፅቲ ፍሉይ ሽሞም እንታይ ይበሃሉ?

እዚ ንርኦ ዘለና ምስሊ መጋየፂ ዝስርሓሉ ደቂ ኣንስትዮ እዩ። እዚ መጋየፂ ናይ ደቂ ኣንስትዮ ንርኦ ዘለና እንታይ ይብሃል?

እዚ ንሪኦ ዘለና ምስሊ ዓይነት ሃይማኖት እዩ፡፡ እዚ ዓይነት ሃይማኖት ኦርቶዶክሳውያነ ዝጥቀመሉ ኮይኑ ሕዚ ዘለውዎ ግን እንታይ ይበሃል?

እዚ እንሪኦ ዘለና ሕርሻን ግብርናን እዩ፡፡ እዚ ሕርሻን ግብርናን እንሪኦ ዘለና ፉሉይ ሸሙ ዒልቦ ይባሃል፡፡ ወይ ድም ብዝተፈላለዩ ቦታታት ምሻሓሪ እንዳተባሃለ ይፍለጥ፡፡ እዚ ዒልቦ እዚ እንታይ ንጥቀመሉ?

እዚ እንሪኦ ዘለና ምስሊ ሙዚቃ እንጥቀመሉ ዓይነት መሳሪሒ እዩ። እዚ መሳሪሒ እዚ ሽሙ እንታይ ይባሃል?

ብጣዕሚ ሰሓቢ!!! ዝኾነ ሕብራዊ ዝኾነ ስፈታት ኣሎ፣ ብጣዕሚ ደስ ዝብል ብጣዕሚ ዘገርም ከመይ ከም ዝተሰረሐ?

እዚ እትርእይዎ ዘለኩም ምስሊ ናይ ገዛ ኣቅሓ እዩ ።ናይ ገዛ ኣቁሑ ባህላዊ ዝኮነ ሽሙ ድማ ስፈ ይበሃል። እዚ ስፈ እዚ መብዛሕትኡ ኣበይ ከባቢ ይፍለጥ?

እዉይ ደስ ክብል ብጣዕሚ እዩ ደስ ዝብለኒ በቃ ከምዚ ዓይነት መዝናግዒታት ባእ ክገልፆ ኣይክእልን ብጣዕሚ እየ ዝፈቱ ።

እዚ እንሪኦ ዘለና ምስሊ መፍለጢ ወይ ድማ ሓበሬታ ንኽህልወና ዝገብር እዩ። እዚ መፍለጢ እዚ ኣበይ ከባቢ እዩ ዘሎ?

እዚ እንሪኦ ዘለና ዓይነት ምግቢ እዩ። እዚ ዓይነት ምግቢ ኣብ ምንታይ ይሰርሕዎ ኣለዉ? እንታይ ከ ይብሃል?

እቲ እንሪኦ ዘለና ምስሊ ትምህርቲ እዩ። ኣብዚ ትምህርቲ እዚ ኣብ ምንታይ ስዓት፣ መዓዝ፣ ክንደይ ስዓት ከ ተምሃሮ ከምዚ ኢሎም ይዘናግዑ?

እዚ ንሪኦ ዘለና ምስሊ ካብ ዕንጨይቲ ዝተሰርሐ ናይ ንግዲ ቦታ እዩ፡፡ እዚ ካብ ዕንጨይቲ ዝተሰርሐ ንምንታይ ንጥቀመሉ?

እዉይ! ከሕዝኑ በስመኣም ከሕዝኑኻ ተደፊኦም በቃ ስደት ሓያል ከሕዝኑኻ ብጣዕሚ ሓዚነ፡፡

እዚ እንሪኦ ዘለና ናይ ንግድን ምትዕድዳግን ቦታ እዩ። እዚ ንግድን ምትዕድዳግን ዘለዎ ቦታ ግን ንሪኦ ዘለና መስቀል ይብሃል። እዚ መስቀል እዚ ንምንታይ ይጠቕመና?

እዚ እንሪኦ ዘለና ናይ መሰረት ዝኮነ ልምዓት እዩ እዚ ልምዓት እዚ ንምንታይ ንጥቀመሉ?

እዚ ትሪእዎ ዘለኹም ኣብ ምስሊ ባህላዊ ዓይነት ምግቢ ኾይኑ ሕስዮ ይባሃል፡፡ ወይድማ ጭብጦ ይባሃል፡፡ እዚ ጭብጦ ዝባሃል ምግቢ መዓዝ መዓዝ ይስራሕ?

እዞም እንርእዮም ዘለና ተክልታት ዝብልዑ ፍራምረታት እዮም። እዞም ተክልታት እዚኦም ምብላዕና ግን ታይ ጥቅሙ እንሄዎ?

እቲ ንሪኦ ዘለና ምስሊ ዜና ዝመሓላለፈሉ ወይ ድማ ሓበሬታ ዝመሓላለፈሉ ናብ ሕብረተሰብ እዩ፡፡ እዚ ሓበሬታ ብዛዕባ እንታይ የሕልፍ?

እውይ ደስ ክብል በስምኣም አረ ብጣዕሚ እዮም ደስ ዝብሉ ብጣዕሚ ሰሓብቲ ዝኮኑ ኣቁሑት እዮም ዝኒሀው ደስ ክብሉ፡፡

ትርእይዎ ዘለኹም ዓይነት ተኽሊ እዩ። እዚ ዓይነት ተኽሊ ፓፓዮ ይባሃል ።እዚ ፓፓዮ ዝባሃል ንምንታይ የገልግለና ወይ ድማ ይጠቕመና?

እትሪኢዎ ዘለኹም ምስሊ ትምህርቲ እዮ። ዝትምህርቲ እዙይ ብዳስ ዝተሣርሐ ካብ ዕንጨይቲ ዝተሰርሐ ትምህርቲ እዮ። ትምህርቲ እዙይ መዓዝ ኸምዝ ነይሩ ።

እዙይ እትርእይዎ ዘለኩም ናይ ንግዲን ምትዕድዳግን ቦታ እዩ። እዙይ ቦታ እዚ ናይ እንስሳ መዐደጊ እዩ። እዘን እንስሳ እንታይ ይብሃላ?

እቲ ንርኦ ዘለና ምስሊ መጋየፂ ዝጥቀማሉ ብበዝሒ ኣብ ትግራይ እዩ:: እዚ መጋየፂ እዚ እንታይ ይብሃል ሽሙ?

እቲ ንሪኦ ዘለና ምስሊ ዓይነት ፀጉሪ ወይ ድማ ዓይነት ኣቋንና ድርማሞ ይባሃል፡፡ እዚ ዓይነት ድርማሞ ኣበይ; መዓዝ ንጥቀመሉ?

እዚ እንሪኦ ዘለና ምስሊ ባህላዊ መጋፂናይ ትግራይ እዩ:: እዚ ባህላዊ መጋየፂ ዝጥቀማሉ ደቂ አንስትዮ ትግራይ ሽሙ እንታይ ይባሃል ?

እዚ እንሪኦ ዘለና ምስሊ ባህላዊ ሕክምና እንጥቀመሉ ፍሉይ ሽሙ ድማ ዕረ እንዳተብሃለ ዝፍለጥ እዩ። እዚ ዕረ ዝብሃል ተኽሊ ወይ ድማ ባህላዊ ሕክምና ንምንታይ ንጥቀመሉ?

እዛ ትሪእዋ ዘለኹም ቆፅሊ ዓባይ ዝኾነት መፅለሊት እንጥቀመላ ዓይነት ተኽሊ እያ፡፡ እዛ ዓይነት ተኽሊ መን ትባሃል?

እቱይ ንርእዮ ዘለና ምስሊ ሃይማኖታዊ ምስሊ እዩ። እዙይ ሃይማኖታዊ ዝኮነ ወይ ድማ ገዳም እናተባህለ ዝፅዋዕ መን ከመይ ዝበለ ይነብረሉ?

እወይ ኅዋተይ ብታኽሚ ሕዝንኻ ኣፀሓሕዝንኻቊሪ ቃ ኸም ዝንዳግበርይሶር ጣሚይ ሕዝንኻ።

እዚ እንሪኦ ዘለና ምስሊ ዓይነት ስራሕ ኾይኑ ናይ መስተ ዝስረሓሉ ቦታ እዩ፡፡ እዚ እንዳመስተ እንታይ ይባሃል?

ወይድኽነት ሕዙ ከም ዝኽኸውን ዘይግብኦ በቃ ኣብ ደገህ ኣቊሪ ኣብፀሓይ ኪንካዝ ናይምትዕዳግ ዝግበር ዘሎ ጠዓሚ የሕዝኑ ::

እዚ ንሪኦ ዘለና ምስሊ ገዛን መንበርን እዩ ገዛን መንበርን ኣብ ከተማታት ዝርከብ መንበሪ እዩ ።እዚ ቦታ እዚ ግን ፍሉይ ቦትኡ ኣበይ ይከውን ?

እዚ እንሪኦ ዘለና ምስሊ መስሕብ ወይ ድማ ናይ ቀደም ዝተሰርሐ እዩ፡፡ እዚ ምስሊ እዚ ንምንታይ ንጥቀመሉ?

እዚ እትርእይዎ ዘለኹም ዓይነት ምግቢ እዩ። እዚ ዓይነተ ምግቢ ናይ ሰዕረት እንጥቀመሎም ምግቢ እዮም። እዚ ዓይነት ምግቢ ሽሙ ታይ ይባሃል?

እዚ ንሪኦ ዘለና ምስሊ ኣብ ገዛን ኣብ በረኻ ዝርከብ እንስሳ እዩ። እዚ እንስሳ እዚ ፅምላሊዕ ድማ ይበሃል። እዚ ፅምብላሊዕ ይነፍር ድዩ ኣይነፍርን?

እታ ንሪኣ ዘለና ምስሊ ምልክት ናይ ዓበይቲ ትካላት ትምህርቲ ትገልፅ እያ፡፡ እዛ ዓባይ ትካል ትምህርቲ ኣብ ትግራይ ትርከብ መን ትበሃል?

እጀንርየ ዘለና ምስሊ በህላ ሙዚቃ እዩ ዝበህላ ምዚቃ ኣብ ትግራይ ብበዝሕ ዝጥቀመለ እዩ ዝበህላ ሙዚቃ መዓዝ መዓዝ ወቕቲ ንጥቀመሉ?

እዙይ ኣብ ምስሊ እንርእዮ ዘለና ናይ ገዛ ኣቅሓ እዩ። ወይ ከዓ ናይ ገዛ ኣቁሑ እዩ። እዙይ ኣቅሓ ንምንታይ ይጠቅመና?

እዚ ትሪእይዎ ዘለኩም ጥበብን ባህሊን ዝለበሱ ደቂ ትግራይ እዮም፡፡ እዞም ደቂ ትግራይ ፍሉይ ቦታ አበይ ይርከቡ?

እዚ እንሪኦ ዘለና ምስሊ ናይ ሃይማኖት መራሒ ወይ ድማ ሃይማኖታዊ ዝኾኑ ሰብኣይ እዮም። እዞም ሰብኣይ እዚኦም ኣበይ ቦታ ይርከቡ?

ኣረ ዝተፈለየ እዙይ ደስ ክብል ድሞ ብታ ሕምልበርደ ስብል ከምዝኂን ኽንሳርኂ ብጥዕሚ እዮም ደሶ ዝብሉኒ።

እዚ ትሪእዎ ዘለኹም ምስሊ ባህላዊ ኣቋንና ባህሊ ጸጉሪ ደቂ ኣንስትዮ ትግራይ እዩ፡፡ እዚ ዓይነት ቁኖ መዓዝ ከመይ ይቁነን?

እቲ ንሪኦ ዘለና ምስሊ መፃሕፍቲ ጋዜጣን እዮም፡፡ መፃሕፍትን ጋዜጣን ትግርኛ መፅሓፍ ንርኢ ኣለና፡፡ እዚ ትግርኛ መፅሓፍ መን ፅሒፍዎ?